ኣብ ከተማ መቐለ ብዙሓት ናይ ንግድ ማእከላት ይርከቡ ካብዚኣቶም ብበዝሒ ዝፍለጥን ዝሓሸ ናይ ንግዲ ምንቅስቃስ ዘለዎ ድማ ማእኸል ዕዳጋ ቀዳማይ ወያነ ተባሂሉ ይፍለጥ።

ኣብ ከተማ መቐለ ብዙሓት ናይ ንግዲ ምንቅስቃሳት ካብ ንእሽተይ ክሳብ ዓበይቲ ዝግበር ናይ ንግዲ ምንቅስቃሳትን ለውጥታትን ዝግበር ማእኸሉ ኣብ ጥረ ገንዘብ ዝተመስረተ እዩ።

ኣብ ከተማ መቐለ እዙይ ዝበሃል ናይ ኣክስዮን ናይ ምሻጥን ዕድግትን ምንቅስቃስ የለን። እዚ ዝኾነሉ ምኽንያት ድማ ብዝተፈላለዩ ኩናታትን ኣብ ዝተሓተ ናይ ትሕቲ ፀፍሒ ድኽነት ንሮ ዝነብር ሰብን እዩ።